ንሓንቲ ዓዲ ካብ ከውሒ ተፈልፊሎም ካብ እምኒ ተፀሪቦም ዝተሰርሑ ባህላዊ ቅርስታት ኣለዉ፡፡ እዝ እዞም ቅርስታት እዚኦም ንምንታይ ይጠቕሙ/የገልግሉ?

እሺ ንሕብረተሰብ ብዙሕ ነገር ክሰርሕ ንሕብረተሰብ ዘገልግል ብዙሕ ስራሕቲ ዝሰርሕ እንታይ ?

ናይ ጥንቲ ኣሰራርሓ ኮይኑ ንሓንቲ ዓዲ ናብ ዝለዓለ ነገር ዘብፅሕ እንታይ ይባሃል? ወይ ከዓ እንታይ ኢልና ንፅወዖ? ንሓቲ ዓዲ እቶት ዘእትወላ እንታይ ይባሃል?

ብዙኃት ዓይነታት ስፖርቲ ኣለዉ ካብቶም ሓደ ጕያይ ጕያ ማለት ናይ ነዊኁን ኃጺርን ሒቐት ጐይኻ ብሊጫ ትራኾል እዘን ርእን ኔና ተዓወትትኾይነን ብሊጫ ዘረኸባ ደቃንስቲዮ እየን::

ዝተፈላለዩ ዝተፈላለየ እምነት ምሰ ፈጣሪኦም ዝራከብሉ ንፈጣሪኦም ዝምሕፀኑ ምስ ፈጣሪኦም ዘዋግዕሉ ወይ ከዓ ዘተዓልሉን ነገር እንታይ ይበሃል?

ኣብገዛዝ ነዉር እንሳብ ምስት ሰላሚት ንነውር እንሰተ ኣብበራሃብ ነውር እንሳት ብ ሰብርሕ ኦምነዉር እንሰተ ኣብ በራኸ ዘለዉ እንታይ በሃሎ ኣብገዛ ዝነዉርኸን እንተንዋል እዮም ::

አብ ገዛ ዝነብሩ እንስሳት ምስ ገዛ ተላሚዶም አብ ገዛ ምስ ሕብረተሰብ ተላሚዶም እዮም ዝነብሩ እዚኦም እንታይ ይበሃሉ? አብ በረኻ ዝነብሩ ካብ ሰብ ሪሒቆም እዮም ዝነብሩ እዚአቶም ኸ እንታይ ይበሃሉ?

ደቂ ሰባት ካብ ማንም ገሊሎም ከይዶም ዓርሶም ዘረጋግእሉ ሓንጎሎም ዘሕድስሉ ቦታ እንታይ ይባሃል?

እዚ አብ ምስሊ እትረኦ ካብ ዝተፈላለዩ ነገራትዝስራሕ ኮይኑ ካብ ተክልታት ካብ ዝተፈላለዩ ነገራትዝስራሕ ኮይኑ እንታይ ይባሃል ?

ካብቶም መሰረታዊ ድልየታት ወዲ ሰብ ዝባሃሉ ሓደ ኮይኑ እንታይ እዚ እንታይ ይባሃል፡፡

እዚኣብ ገጠራት ትግራይ ዝርከብ ኮይኑ ዝተፈላለዩ ተፈጥሮ ነገራአትክልቲአሕምልቲ ሙዙሕ ሓረሳይ ካዓ ሃሪሱ ኣላሣልይሱዘብቅለሉ እንታይ ይብሃል ?

እዚ ኣብ ምስሊ እንሪኦ ዘለና ንዝተፈላለዩ መፃወቲታት ዝውዕል ንባህላዊ ሙዚቃታት ዝውዕል ነገር እንታይ ይባሃል?

እዚ ኣብ ምስሊ ንሪኦ ዘለና ንዝተፈላለዩ ነገራት ዝጠቅም ንፈውሲ፣ ንምግብነት ንናውቲ ገዛ ተፋላለየ ነገር ዝጠቅምን ታይ ይባሃል?

ሀ ኢልካ ፍልጠትካ ክእለትካ ኩሉ ነገርካ ተዕብየላ ስነ ምግባርካ ትህነፀላ እንታይ ትበሃል ?

ዝተፈላለየ መጋየፅታት ኣለዉና ኣብ ነሳ መንድዕ ዘግበሩ መጋይ እሳፍ ለዉ ከምዝንርእአ ዘልና ኣብኡዋን ብዓላት ኣብ ልደት ኣብዓመትቆልዓ ዝግበሩ መጋየፅታት እዮም።

እዚ ኣብ ምስሊ እንሪኦ ዘለና ንዝተፈላለዩ መጋየፅትታት ንዝተፈላለዩ መመላክዕታትን እንጥቀለሙ ነገር እንታይነት ኣንታይ ኢልና ንፅወዖ ?

ብዛዕባ ሓደ ነገር ኣልዕሉ ብዛዕባ ሕማቅ ይኹን ፀቡቅ ይኹን ብዛዕባ ዝተማዛበሉ ህዝብታት ብዛዕባ ፅቡቅን ሕማቅን ኣልዕሉ ብድምፂ ይኹን ብምልክት ዘሪኤና ነገር እሱ እንታይ ክንብሎ ንኽእል?

እዚ ኣብ ምስሊ እንሪኦ ዘለና ፍልጠት፣ ክእለት ዝተፈላለዩ ነገራት ዘምህረና ፣ ፍልጠት እንጭብጠሉ ወይ ከዓ ንቐስመሉ ነገር እንታይ እንዳበልና ንፅውዖ?

ዝተፈላለይ ፋሽን ክዳውንትታት ኣለዉ ኣብነት ዘተኸዲናተነተ ኽዳን ጥልፊ ጥልፊ ማለጥ ኣብኡዋን ብዓላት መዓሪግካን ጸቢቕካን ምኽትረ ዝገብረካ ኽዳን እዩ::

ደቂ ሰባት ናብ ዝተፈላለዩ ንምጉ ንምጉዕዓዝ ዝጥቀሙሉ ባህላዊ ከተማ ዝጥቀምሉ እንታይ እዩ?

እዚ ኣብ ምስሊ እትሪእዎ ዘለኩም ምስ ሰባት ዝነብሩ እንታይ ይበሃሉ? ምስ ሰባት ተላሚዶም ዝነብሩን ናይ በረካ ምስ ሰብ ሓያላትን ምስ ሰብ ዘይራከቡን እንታይ ይበሃሉ?

እዚ ኣብ ምስሊ እንርእዮ ዘለና ናይ ገዛ መሳርሒ ኮይኑ ናይ ስፖራይ መሳርሒ ኮይኑ እንታይ ኢልና ንፅውዖ ወይከዓ እንታይ ይባሃል?

እዚ ኣብ ምስሊ እንሪኦ ዘለና ዝተፈላለዩ ነገራት ዓዳጊ ዓዲጉ ቅርሺ ዝረኽበሉ ፤ገዛኢ ድማ ገዚኡ ንዓርሱ ክጥቀመሉ እከሎ እንታይ ይበሃል ?

ሓደ ህዝቢ ካብ ዝተፈላለዩ ቦታ መፅዩ ወይ ካዓ ተሰዲዱ ናብ ዝኾነ ቦታ ይእከብ ኣብ ሓደ ቦታ ይእከብ እሞ እዚ ቦታ እዚ ዝመአከቢኦም ወይ ዝመንበሪኦም ቦታ እንታይ ይብሃል?

እዚ አብ ምስሊ እንሪኦ ዘለና ህፃውንቲ ፍልጠት ዝቐስምሉ፣ ክእለቶም ዘዕብይሉ ዝተፈላለዩ ነገር ዝመሃርሉ እንታይ ይበሃል?

ህዝቢ ኻብቶም ዝግልገለሎም ብዙሓት ግልጋለታት ሓደ ቤተ ክርስትያን እዝ ቤተ ኽርሰትያን እዝ ኣበይ ከባቢ ነይሩ

ዝተፈላለዩ ኣስቤዛታት፦ ዝተፈላለዩ ኣስቤዛታት ነጋዳይ ቀሪቡን ንተገልጋላይ ከተኣናግድ ወይ ከዓ ከገልግል ከሎ እዚ እንታይ ይበሃል?

ዝተፈላለዩ ታሪካዊ ቦታታት ኣለዉ:: እዞም ታሪካዊ ቦታታት እሶም ንምንታይ ንምንታይ እያ ትጥቀመሎም?

በሃላዊ ሰሰትዒት ኮይኑብከምዝ ገይርካ ዝፃወት ኣብ ትግራይ ከይኑ ኣበይናይ ዓዲ እዩ ?

እዚ ኣብ ምስሊ እንሪኦ ዘለና ዝተፈላለዩ እንስሳታት ምስ ሰባት እንዳሸጡ እንዳዓደጉ ዝርከቡሉ ቦታ እንታይ ይባሃል?

ሕብረተሰብ ዝመያየጥሉ ሕብረተሰብ ዝሰርሕሉ ተኣኪቢም ፀገሞም ዝፈትሕሉ እንታይ ይበሃል?

ፍልጠትካ ተዕብየሉ ክእለትካ ተማዕብለሉ እም ስነ ምግባርካ ተማሕይሸሉ ብኡኡ ኢሉ እውን ኩሉ ነገርካ እተዕብየሉ እንታይ ይብሃል ? ወይ ኸዓ ኣበይ ኸይድካ ኢኻ ተዕብዮ?

ቡዙሕ ቡዙሓት ባህላዊ ጥበባት አለው፡፡ ንአብነት ካብ እምኒ ተፀሪቦም ዝስርሑ፣ ብእምኒ ዝስርሑ ለው፣ ካብ ከውሒ ዝስርሑ ለው፡፡ ዝተፈላለዩ ባህላዊ አሰራርሓታት አለው፡፡ እዚ እንሪኦ ዘለና አበይ ቦታ ወይ ከዓ አበይ ከባቢ ትግራይ ይርከብ?

እዚ ኣብ ምስሊ እንሪኦ ዘለና ናይ ኣብ ገዛና ንመደቀሲ እንጥቀሞ እንታይ እንዳበልና ንፅውዖ?

ብዙሕ መልክዕ ምድሪ አሎ፡፡ አብ ትግራይ ብዙሕ አሎ፡፡ ጎቦታት ክኾን ይክእል እዩ፡፡ መልክዕ ሰብ ክኾን ይክእል እዩ፡፡ እእእ...አትክልቲ ክኾን ይክእል እዩ፡፡ ዝተፈላለዩ ነገራት እዚኦም እንታይ እዮም?

ካብ ዝተፈላለዩ ተኽልታት ተሰሪሖም ኣብ ኣብ ናውቲ ኣቁሑ ገዛ ዘገልጉሉ እንታይ ኢልና ንፅውዖም ወይ ካዓ ንምንታይ ይጠቅሙ?

ሕዝቢ ንምግ ብሕያል ንእብነት ብጸብግይኾነ እዩ ብስተፍላነት ብማይኮንት ብሕክምና ብትምህርቲ ኾን ኽእት ዝኡምተይንሉ እንተላን ጽውዓል ለጐልጕለሉን ሕዙ ስተይንብሎ?

እዙ ኣብ ምስልኢ ንርእየ ዘለና ዝተፈላለዩ ኣፍቀርትታ ዝተፍላለዩ ነይገራት ንሚዩ ልኒመጸአኹ ንተፋናለይ ነገራት ምፂቆምሎ ኮይኖም እንታይ ለተዉሃሉ ይጽውዕ፡፡

እዙይ እዙይ ኣብ ምስሊ እንርእዮ ዘለና ብዘመናዊ መልክዑ ኮይኑ ካብ ባህላዊ ዝወፅኡ ዘመናዊ መልክዑን እንረኽቦ እንታይ ይብሃል?

ናይ ገዛ እንስስሳ ምስ ሰብ ተላሚዶም ዝነብሩ እንስሳ እዮም። እንታይ ተባሂሎም ይፅውዑን ? ናይ በረካ እንስሳ ከዓ በረካ በረካ ዝከዱ ምስ ሰብ ዘይቃራረቡ እዮም። እንታይ ከ ይበሃሉ?

እዚ ባህላዊ ኣሰራርሓ ገዛ ኾይኑ ብባህልን ብጥበብን ዝተሰርሐ ኾይኑ ኣበይ ከባቢ ወይ ከዓ ኣበይ ዓዲ ይርከብ ወይከዓ ኣበይ ከተማ ናይ ትግራይ ይርከብ?

ብዙኃት መሓበራዊ ሚድያታት ኣለዉ ኣምነት ከም ሮድዮ ተልበጅን ዘኣምሳሰዱ ማለል እዛንርያ ነና ምሳብ ደገ ዘለኾዉን ይኽእሪብ ኣ ውሽጢ ዘለኾን ይኽእሊብ ቤተ ሰብካ ተራኸበላ መሓበራዊ መራኸቢት እያ።

ደቂ ሰባት ሀ ኢልና ክእለትና፣ ፍልጠትና ፣ብቅዓትና፣ ስነ ምግባርና ነማሕሸሉ ትምህርቲ እዩ። ኣብ ትምህርቲ ኢና ኩሉ ነገር ነማሕይሽ እዚኣ ዛ ቤት ትምህርቲ እዚኣ ኣበይ ከተማ ናይ ትግራይ ትርከብ ?

ካፍቶም መሰረታዊ ግልጋሎት ዝበሃሉ ሓደ ሕክምና እዩ። እዚ ቦታ እዚ ኣበይ እዩ? ኣበይ ከባቢ ትግራይ ወይ ከተማ ትግራይ?

ምስ ተፋራር መድኃን መጋይታት ንስተፋራርንምግብነት ንመጽረሊ መሥርሕን ዂሉ ነገርኒ ዝጠቕመና እንታይናሙ እንታይተዉሂሉ ይጽዋዕ?

እዚ አብዚ ምስሊ እንሪኦ ዘለና ተከሊ ንመድሓኒት ንዝተፈለላለዩ ነገራት ይጠቅመና። ንዝተፈለላለዩ ከም ምቺ ከም ገለ ዝበለ ዝጠቅመና እንታይ ይባሃል?

ዝተፈላለዩ ሰባት ፍልጠቶም ዝሰርሑሉ ወይ ክእለቶም ዘዕብይሉ ንህዝቦም ዘምህሩሉ ነገራት እንታይ ይበሃል? ታይ ታይ ገይሮም እዮም ከ ንህዝቦም ከምህሩ ዝኽእሉ?

ቡዙሕ ሸቐጣ ሸቐጥ ተኣኪቡ ሰባት መፅዮም ዝከፋፈልሉ ብበዝሒ ዝወስድሉን እንታይ ይብሃል?

ሓንቲ ዓዲ ካብ ከውሒ ፣ካብ እምኒ ተፀሪቦም ባህላዊ ታሪካታት ኣለው። እዚኣቶም ንምንታይ ንምንታይ ተውዕሎም ንምንታይ ከ ይጠቅሙዋ ?

ኣብ መብዛሕተኡ ክፋላት ትግራይ ዝበቕሉን ብፍላይ ኣብ ገጠራት ትግራይ ዝበቕሉ ማለት እዩ ንመድሓኒት ንዝተፈላለዩ ነገራት ዝጠቕሙ እንታይ ይበሃሉ?

ሓረስታይ ዝተፈላለዩ ነገራት ተጠቒሙ ኮስኩሱ ፃህዩ ባህላዊን ዘመናዊን ድዅዒ ገይሩ ንዘፋረዮ ነገር እንታይ ይባሃል።

እዙይ ኣብዚ ምስሊ እንርእዮ ዘለና ንምግብነት ፣ንመፅሐፊ፣ ንመድሓኒት ዝተፈላለዩ ነገራት ዝውዕል ዓይነት ተኽሊ ኾይኑ እንታይ ይብሃል?

ሰባት ዓርሶም ንምሕዳስ ኤሎም ዝገብርዎ ነገራት ናብ ዝተፈላለዩ ነገራት ዓርሶም ዘሕድሱ እንታይ ይበሃል ? ዓርሶም ዘረጋግዕሉ እንታይ ይበሃል?

እዚ ኣብ ምስሊ እንሪኦ ዘለና ሰባት ምስ ፈጣሪኦም ዝራኸብሉ ናብ ፈጣሪኦም ዝምሕፀንሉ ናብ ፈጣሪኦም ዝልምንሉ እንታይ ይባሃል?

ሰባት ምስ ስድርኦም ይኹን ምስ መሓዙቶም ይኹን ምስ ዝተፈላለዩ ሰባት ኾይዶም ሓንጎሎም ዘሕድስሉ ዝሰትይሉ ዝበልዕሉ ነገር እንታይ ይባሃል?

እዚ ኣብ ምስሊ እትርእይዎ ዘለኩም ንዘጥፍኡ ሰባት ቅፅዓት ንምሃብ ሰላም ንክሰፍን ዝገብሩ እንታይ ይባሃሉ?

እዙይ ምስሊ እንርእዮ ዘለና ደቂ ሰባት ዝዘናግዕሉ ርእሶም ዘሕድስሉ፣ ዝበልዕሉ፣ ዘስ ዝስትይሉ እንታይ ይብሃል? ወይ ከዓ እንታይ እናበልና ንፅውዖ?

ህዝቢ ብዝሓት ዝግልገለሎም መንገድታት ኣለዉ:: ብሕክምና፣ ብፅርግያ ብዝተፈላለዩ ነገራት እዚ ፅርግያ እዙይ ብተምዶ እንታይ እንዳበልና ንፅውዖ?

እዚ ንረኦ ዘለና ምስሊ እዚ ንፅባቀ ብፍላይ ንደቂ ኣንስትዮ ዝጠቅም ኮይኑ ንደቂ ተባዕትዮ እውን ይጠቅም ።በብዝሒ ንደቂ ተባዕትዮ እውን ይጠቅም ኮይኑ እንታይ ይበሃል ?

እዚ ኣብ ምስሊ ዝረኣየና ሰባት ፍልጠት ዝቀስሙሉ ዝተፈላለየ ክእለት ዘዕብዩሉ ቡዙሕ ነገራት ዝመሃርሉ እንታይ ይበሃል?

ህዝቢ ዝግልገለሎም ካፍቶም መሰራተዊ ልምዓታት ዝኾኑ ሓደ ፅርግያ ፣ትምህርቲ ቤት፣ ማይ ፣ሕክምና እዩ፡፡ እዚኦም ክንገብር ከዓ እንታይ ክንገብር ኣለና?

ሓደ ሰብ ካብ ዓዲ ወፃኢ ናብ ስደት ክኸድ ከሎ ዝንቀሳቐሰሉ ሓደ ነገር ኣሎ፡፡ ንሱ ኸ እንታይ ይበሃል?

እዚ ኣብ ምስሊ እትሪእዎ ዘለኹም ሰባት መሰረታዊ ግልጋሎት ንኽረኽቡ መጓዓዚ ማይን መንገዲ ንኽረኽቡ ዝገብር እንታይ ይብሃል?

ዝተፈላለዩ ህንፃታት ብዝተፈላዩ ሰብ ሞያታት ክስራሕ ከሎ ዝተፈላለየ ኣትክልቲ ክስራሕ እንተሎ እንታይ ይበሃል?

ደቂ ሰባት ካብ ብህፃንነቶም አትሒዞም ፍልጠት ዝቐስምሉ፣ ክእለቶም ዘዕብይሉ ኮታስ ዝተፈላለዩ ዓቕሞም ዘዕብይሉ አበይ እዩ?

ብበዝሒ ሕዝቢ ዝግልገሎሎም መዓል ህፃናት ቤት ትምርቱት ሕክምና ፂርግያ ዘበሉ ነገራት እንታይ ንህዝቢ እንታይ ይጠቁሙ?

ካብ ዝተፈላለዩ አትክልቲ ተዳልዮም ደቂ ሰባት ንመዛናግዒ ዝጥቀምሉ እቲ ሓንጎሎም ንምሕዳስ ዝጥቀምሉ እንታይ

ዝተፈላለዩ ባህላዊ አብ እዝንና እንገብሮም ኣብ ርእስና እንገብሮም አብ ክሳድና እንገብሮም አብ ዝተፈላለዩ አካላትና እንገብሮም ነገራት ንመ ንመፀበቂ ኢልና እንገብሮም እንታይ ይባሃሉ?

መሰረታዊ ነገራት ናይ ሕብረተሰብ ከመይ እንትኾኑዎም ኣለው ። ከምኒ ማይ ከምኒ ሕክምና ከመይ ዝበሉ ክኾኑ ኣለዎም። እንታይ ከ ክንገብር ኣለና?

ንመድሓኒት ንምግብነት ንዝተፈላለዩ ነገራት ዝጠቅም ዓይነት ተክሊ እንታይ ይበሃል?

አብ ዝተፈላለዩ ቦታታት ኮይኖም ንፈጣሪኦም ዘመስግንሉ፣ ምስ ፈጣሪኦም ዝራከብሉ፣ ፈጣሪኦም ዘመስግንሉ እንታይ ይበሃል?

ንምግብነት ጥቕሚ ንምግብነት ዝዉዕል ብማይ ተኣሊኹ ዝኾነ ሩር ነገር የዉፅእ ካብኡ ዝብላዕ እንታይ ይብሃል?

ሓደ ስድራ ምስቲ ኣብ ከባቢኡ ዘሎ ሕ/ሰብ ብሓደ እናበልዐ ብሓደ እንዳሰተየ ዝነብረሉ ኣነባብራ እንታይ ይባሃል? ወይከዓ ከመይ ኢሉ ክነብር ይክአል?

እዚ ኣብ ምስሊ ንሪኦ ዘለና ብኢድ ዝስራሕ ባህላዊ ኮይኑ እንታይ ተባሂሉ ይፅዋዕ?

ዝተፈላለዩ እምነታት በብእምነቶም ንፈጣሪኦም ዝማህፀንሉ፣ ናብ ፈጣሪኦም ዝልምንዎ፣ ምስ ፈጣሪኦም ዝራኸብሉ እንታይ ይባሃል?

እዚ ባህላዊ ኣሰራርሓ ኮይኑ ካብ እምኒ፣ ካብ ከዉሒ ተፈሊፆም ዝተሰርሑ ኮይኖም ንሓንቲ ዓዲ እንታይ ረብሓ ኣለዎም?